እንሪኦ ዘለና ምስሊ ካፍቶም እንስሳ ዘገዳም ሓንቲ ዝኾነት ሰስሓ እንትትኸውን እዛ ሰሰሓ ንምግብነት ደቂ ሰባት እትውዕል ምዃና ስለዝፍለጥ ደቂ ሰባት ኹሉ ግዜ ይሃድንዋ ይደልይዋን።

እዚ ኣብዚ ምስሊ እንሪኦ ዘለና ከብቶ ነባራት ተጋዳልቲ ሕውሓት ሓደ ኮይኑ ስሙ ድማ ነባር ተጋዳላይ ስዩም መስፉን እንትባሃል ኣብ ዝሓለፈ ኣብ ዘጋጠመ ኩናት ከም ዝተሰወኣ ድማ ይፍለጥ፡፡

እዚ ኣብ ምስሊ እንሪኦ ዘለና ኣብ ኩለን ኣብያተ ክርስትያናት ትግራይ ዝርከብ እንትከውን ስሙ ክዓ ፀናፅል ዝብሃል እዩ። እዚ ፀናፅል ስርዓተ ቤተ ክርስትያን ንምክያድ ዝሕግዝ ናውቲ እዩ፡፡

እዚ እንሪኦ ዘለና ምልክት ምልክት አብ ትግራይ ካብ ዘለዉ ኩዕሶ ጋንታታት ሓደ ዝኮነ መቐለ ሰብዓ ኢንድርታ ወይ ከዓ ምዓም ኣንበሳ እንትከውን እዚ ጋንታ ዝተፈላለዩ ተፀወትታት ዘለዎን ብቁዕን ጋንታ እዩ፡፡

እንሪኦ ዘለና ምስሊ ካብቶሞ ውፅኢት ኢደ ጥበባት ዕንፀይቲ ሓደ ኮይኑ ኣብ ዝተፈላለዩ ቢሮ ከምኡ እውን ገዛ ንዝተፈላለዩ ግልጋሎታት ዝውዕል ዓይነት ኣቕሓ እዩ፡፡

እዚ ንሪኦ ዘለና ምስሊ እዚ ኣብ ኣክሱም ዝርከብ ፍሉይ ቦታ ኮይኑ ገሊላ ዝባሃል ካፌ ዝባሃል እዩ፡፡ ገሊላ ካፌ ዝተፈላለየ ዓይነት ፅሟቋትን ከምኡ እዉን ካልኦት ኣገልግሎታትን ዝወሃቦ ቦታ እዩ፡፡

እዚ እንሪኦ ዘለና ምስሊ ካብቶም መሰረታዊ ግልጋሎታት ዝባሃሉ ሓደ ኮይኑ ቤተክርስትያን ዝባሃል እዩ፡፡ እዚ ብእምነት ሃይማኖት ክርስትና ናብ እቲ ቦታ ብምካድ ፆሎት እነብፀሐሉ ቦታ እዩ፡፡

እዚ እንሪኦ ዘለና ምስሊ ቤት ምግብን መስተን ሰቀላ እንትባሃል እዚ ገዛ ዝተፋላለዩ ዓይነት ልስሉስን ከምኡ እውን ቢራ ዝሓዘ እንትከውን ዝተፈላለዩ ዓይነት ምግቢ እውን ይርከብዎ፡፡

እንሪኦ ዘለና ምስል ካብቶም ኣብ ትግራይ ዝርከቡ ዓይነታት ዝብልዑ ፍራ - ምረ ሓደ ዝንትከውን ስሙ ከዓ ኣውሒ ዝባሃል እዩ፡፡ ኣውሒ መብዛሕትኡ ግዜ ኣብ ገጠራት ዝርከብ እንትከውን ናብ ከተማ እውን ብመሸጣ ዝመፅእ እዩ፡፡

እዚ እንሪኦ ዘለና ምስሊ ካብ ዓይነታት ጫማ ሓደ ኮይኑ ስሙ ድማ ሸበጥ እንትባሃል መብዘሕትኡ እንጠቀመሉ እግርና ሰብነትና ክንሕፀብ ከለና ከምኡ እውን ኣብ ገዛና ክንከውን እንጥቀሞ እዩ፡፡

እዚ እንሪኦ ዘለና ምስሊ ምልክት ህወሓት ወይ ክዓ ህዝባዊ ወያነ ሓርነት ትግራይ እንትከውን ህወሓት ኣብ ቃልሲ ህዝቢ ትግራይ ፍሉይ ታሪክ ዘለዋ ውድብ እያ፡፡

እዚ ንሪኦ ዘለና ምስሊ ንስራሕ ወይ ኻዓ ንንግዲ ዝተኸፈተ ሱቕ እንትኸውን እዚ ሱቕ ድማ መሸጥን መፀገንን ኮምፒተር ከምኡ እውን ካልኦት ተዛመድቲ ዝሽየጡ ኣቑሑ ዝሓዘ ሱቕ እዩ።

እዚ ንሪኦ ዘለና ምስሊ ካብቶም ዓይነታት ምግቢ ሓደ ኮይኑ ስሙ ከዓ ቅጫ ወይ ከዓ ሕንባሻ ዝበሃል እዩ እዚ ሕንባሻ መብዛሕትኡ ግዜ ካፊኖ ከምኡ ውን ካብ ስርናይ ዝስራሕ እዩ ።

እዚ ምስሊ ሓፈሻዊ ሸቀጣሸቀጥን ውፅኢት ፈጠራ ዝሽየጠሎም እዩ።

እዚ እንሪኦ ዘለና ምስሊ ውፅኢት ኢደ ጥበብ ዕንፀይቲ ወይ ድማ ሓፂን ዝኾነ መስቀል እንትኸውን እዚ መስቀል መብዛሕቲኡ ግዜ ብ እምነት ሃይማኖት ክርስትና ነመሳለሚ ወይ ምልክት ንጥቀመሉ እዪ።

ንሪኦ ዘለና ምስሊ ዝተፈላለዩ ዓይነታት መስተ ዝሓዘ እንትኸውን ካብዚኣቶም ኻዓ ዝተፈላለዩ ዓይነታት ኣረቂ፣ ከምኡ እውን ዝተፈላለዩ ሉስሉስ መስተ ዝሓዘ እዩ።

እዚ ንርእዮ ዘለና ሕርሻ ወይከዓ ግብርና እንትኸውን እዚ ዓይነት ዝራእቲ ድማ ጣፍ ዝበሃል እዩ። እዚ ጣፍ መብዛሕትኡ ኣብ ትግራይ ብሰፊሕ ዝዝራእ ከምእውን ንምግብነት ወይከዓ ንእንጀራ ንምሰራሕ ዝውዕል እዩ።

እዚ ንሪኦ ዘለና ምስሊ ካብቶም ንምግብነት ዝዉዕሉ ዝራእቲ ሓደ ዝኾነ ስገም እንትኸዉን ስገም መብዛሕቲኡ ግዜ ንቡቕሊ ወይ ከዓ ንበሶ ንምስራሕ ዘገልግል ዓይነት ዝራእቲ እዩ፡፡

እዚ ንሪኣ ዘለና ምስሊ ኣብ ከባቢ ዳዕሮ ፒያሳ ወይ ከዓ ከተማ አክሱም ዝርከብ እንትኾን እዚ ሐወልቲ ዝተተክለ መዘከሪያ ንካህን ወይ ከዓ ንቅዱስ ያሬድ እዪ።

እዚ ንሪኦ ዘለና ምስሊ ካብቶም ማሕበራዊ ወይ ክዓ መሰረታዊ ግልጋሎታት ሓደ ዝኾነ እንትኸዉን ስሙ ክዓ መቐለ ኣሉላ መዕረፊ ነፈርቲ ዝበሃል እዩ፡፡ እዚ መዕርፎ ነፈርቲ ሰባት ካብ ዝተፈላለዩ ቦታታት ዝመፅሉ ከምኡ እዉን ናብ ዝተፈላለዩ ቦታታት ዝኸድሉን እዩ፡፡

እዚ እንሪኦ ዘለና ምስሊ ካብቶም ንምግብነት ዝውሕሉ ኣሕምልቲን ፍራምረን ሓደ ኮይኑ ስሙ ካዓ ጒዕ ዝባሃል እዩ፡፡ እዚ ጒዕ ምስ ዝተፈላለዩ ዓይነታት ምግቢ ሓዊስካ ብምብላዕ ዝፍለጥ ፍራምረ እዩ፡፡

እዚ እንሪኦ ዘለና ምስሊ ኣብ ጎኒ እቶም ነዋሕቲ ሓወልትታት ኣኽሱም ዝርከብ ኮይኑ እዚ ውን ሓደ ሓወልቲ ኣኽሱም እዩ። እዚ ግን ብንውሓቱ ይኹን ብኽብደቱ ዝነኣሰ እዩ።

እንሪኦ ዘለና ምስሊ ውፅኢት ኢደ ጥበብ ሓፂነ መፂን እንትኸውን እዚ ብመስቀል ዓይነት ዝተሰርሐ ዝተፈላለዩ መጋየፅታት ድማ ኣብ ክሳድ ከምኡ እውን ንቤተ ክርስትያን መገልገሊ ዝውዕሉ ዓይነታት መስቀል ይርከብዎ፡፡

እዚ እንሪኦ ዘለና ስእሊ ደወል ዝበሃል እንትኸው ኣብ ቤተ ክርስትያን ዝርከብ መብዛሕትኡ ግዜ ድማ ብኣመንቲ እምነት ክርስትና መፍለዪ ሰዓት ዝጥቀምሉ እዩ፡፡

እዚ እንሪኦ ዘለና መሳርሒ ንዝተፈላለዩ ዓይነታት ግልጋሎት ዝውዕል እንትኸውን ስሙ ድማ መጣበቂ ዝበሃል እዚ መጣበቂ ዝተፈላለዩ ነገራት ንምጥባቅ ዝጠቅመና እዩ ንኣብነት ወረቀት ናብ መንደቅ ንምጥባቅ እዚ መጣበቂ ንጥቀም።

እዚ እንሪኦ ዘለና ምስሊ ብኣመንቲ እምነት ክርስትና ዝፍፀም እንትከውን እዚ ድማ ኣቦታት ኣብ ቤተ ክርስትያን ብምካድ ፀለቶም እናብጽሑ ይርከቡ ኣለው፡፡

እዚ እንሪኦ ዘለና ምስሊ ካብ ኣብ ትግራይ ዝፍለጡ ዓይነታት ኣሰራርሓ ሓደ ኾይኑ ስሙ ድማ ሰለስተ ኣልዋሶ ምስ ጋመ እንትበሃል ፍሉይ መልክዕ ዘለዎ እዩ።

እዚ እንሪኦ ዘለና ምስሊ ሓደ ነፍሳት ዝኮነ እንትከውን ፅምብላሊዕ ዝባሃል እዩ፡፡ እዚ ፅምብላሊዕ ዝነፍር ከምኡ እውን ፅምብላሊዕ ብመልክዑ ዉቁብ ብምኳኑ ዝፍለጥ እዩ፡፡

እዚ ንሪኦ ዘለና ምስሊ ካብቶም ኣብ ትግራይ ኣለው ካብ ዝበሃል ኩዕሶ ሜዳታት እቲ ዝዓበየን እቲ ዝበለፀን እንትኸውን እዚ ኩዕሶ ሜዳ ኣብ መቐለ ዝርከብ ኩዕሶ ሜዳ ።

ንሪኦ ዘለና ምስሊ ካብቶም ምስ ሰብ ተላሚዶም ክነብረ ዝክእሉ እንስሳ ዘቤት ሓደ ዝኮነ ከልቢ እንትኸውን ከልቢ ከዓ መብዛሕትኡ ግዘ እሙን ክበሃል ንሰምዕ።

እዚ ንሪኦ ዘለና ምስሊ ኣብ ትግራይ ካብ ዝበቅሉ ዓይነታት ኣትክልቲ ሓደ ኮይኑ ስሙ ከዓ ዳንዴር ይበሃል። እዚ ዳንዴር ንምትሓዙ መፅገሚ ዕሾክ ዘለዎ ተክሊ እዩ።

እዚ እንሪኦ ዘለና ምስሊ ኣብ ትግራይ ካብ ዝርከቡ ባህልታት ሓደ ኮይኑ እዚ ባህሊ ዝተፈላለዩ ዓይነት መማላክዒ ዝተፈላለየ ዓይነት ኣሰራርሓ ቁኖ ከምኡውን ዝተፈላለየ ዓይነት ኣከዳድና ዝክተል እዩ፡፡

እዚ እንሪኦ ዘለና ምስሊ ምስሊ ባጃጅ እንትኸዉን እዚ በዓል ባጃጅ ከዓ ንዛ ባጃጅ ብቱቦ ገይሩ እናሓፀባ ይረአ። እዛ ባጃጃ ድሕሪ ምሕፃባ ከዓ ናብ አገልግሎት ትምለስ፡፡

እት ንሪኦ ዘለና ምስሊ ካብ ዓይነታት እንስሳ ዘቤት ዝተወለዳ እንስሳ ኮይነን ስመን ከዓ ማሕሲእ ወይ ከዓ ውላድ ጤል ይበሃላ።

እዚ ንሪኦ ዘለና ምስሊ ኣብ ትግራይ ኣለው ካብ ዝባሃሉ ኩዕሶ ሜዳ ሓደ እንትኸውን ስሙ ካዓ ኩዕሶ ሜዳ ትግራይ ዝበሃል እዩ፡፡ ኣብ መቐለ ካዓ ይርከብ፡፡

እዚ ንርእዮ ዘለና ምስሊ ኣብ ከተማ ኣክሱም ካብ ሓወልቲ ልዕል ኢልካ ዝርከብ እንትከውን እዚ ቤተ ክርስትያን ድማ ዳ ኣብነኣረጋዊ ዝበሃል እዩ። እዚ ዳ ኣብነኣረጋዊ ኣብ ጥቃ ማሹም ዝርከብ እዩ።

እዚ ንሪኦ ዘለና ምስሊ ካብተን እንስሳ ዘቤት ሓንቲ ዝኮነት ጤል እንትከዉን እዛ ጤል ንዝተፈላለዩ ክብረ በዓላት ንማሕረድቲ ብምዉዓል ንምግብነት ነዉዕላ እንስሳ እያ ።

እዚ እንርእዮ ዘለና ምስሊ ክዳን ንምሻጥ ካብ ዝተከፈቱ ሱቃት ሓደ እንትኸውን እዚ ዘበናዊ ስፌት ኣባድር ድማ ዝተፈላለዩ ዓይነታት ሽፎን ፣ዝተፈላለዩ ዓይነት ቅዲ ዝሰርሕ ሱቅ እዩ።

እዚ ንሪኦ ዘለና ምስሊ ካብቶም ንምግብነት ዝዉዕሉ ኣሕምልትን ፍረ ምረን ሓደ ኾይኑ ስሙ ከዓ ኮሚደረ ዝበሃል እዩ እዚ ኮሚደረ መብዛሕቲኡ ግዘ ምስ ስልሲ ወይክዓ ካልኦት ዓይነታት ፅብሒ ንመምቀሪ እንጥቀመሉ እዩ።

አዚ እነሪኦ ዘለና ምስሊ ካብ ዓይነታት ጫማ ሓደ እንትከውን ሸበጥ ዝባሃል እዩ፡፡ እዚ ሸበጥ መብዛሕትኡ ግዜ እግርና ወይካዓ ሰውነትና ክንሕፀብ ከለና ከምኡ እውን ኣብ ገዛ ክንከውን ከለና እንገብሮ ጫማ እዩ፡፡

እዚ እንሪኦ ዘለና ምስሊ ኣብ ዓለም ካብ ዝርከቡ ፉለጣት ማሕበራዊ ትካላት ናይ ዝኮነ ውድብ ጥዕና ዓለም ባንዴራ እንትከውን ውድብ ጥዕና ዓለም ንዝተፈላለዩ ስራሕቲ እና ሰርሐ ዝርከብ ፍሉይ ትካል እዩ፡፡

እዚ ንሪኦ ዘለና ምስሊ ነበርቲ ከተማ ኣኽሱም ከምኡ ውን እምነት ተኸተልቲ ሃይማኖት ክርስትና ናብ እንዳ ፅዮን ወይ ካዓ ናብ ብኡ ዝርከቡ ካልኦት ቤተ-ክርስትያናት ክስዕሙ እናኸዱ እዮም፡፡

እዚ ንሪኦ ዘለና ምስሊ ካብቶም ንምግብነት ዝውዕሉ ፍራምረን እሕምልትን ሓደ ኾይኑ ስሙ ከዓ ቀይሕ ስር ዝበሃል እዩ። እዚ ቀይሕ ስር መብዛሕትኡ ግዜ ምስ ጎመን ከምኡውን ካልኦት እሕምልቲ ሓዊስካ ዝብላዕ እዩ።

እዚ ንሪኦ ዘለና ምስሊ ኣብ ትግራይ ካብዝዝውተሩ ዓይነታት መጋየፂ ሓደ ኮይኑ ኣብዝሓለፉ ግዝያት መራዕቲ ንመጀመርያ ግዜ ዝገብረኦ ዓይነት ዕንቒ ወይ ከዓ ጎዋጉው ዝበሃል እዩ።

እዚ ንሪኦ ዘለና ምስሊ ካብቶም ኣክሱም ዝርከቡ ዝተፈላለዩ ቤት ትምህርትታት ሓደ እንትከውን ሹሙ ከዓ ኣብርሃ ወኣፅበሃ ዝበሃል እዩ። ኣብርሃ ወኣፅብሃ ዝተፈላለዩ ተምሃሮ ተቀቢሉ ዘምህር ቤት ትምህርቲ እዩ።

እዚ ንሪኦ ዘለና ምስሊ ዉፅኢት ካብቶም ዓይነታት ተክሊ ሓደ ኮይኑ። ስሙ ከዓ ቀላሚጦስ ዝበሃል እዩ ቀላሚጦስ ነዊሕን ከምኡ እዉን ወልወልን ስለ ዝኮነ ገዛ ንምስራሕ ኮነ ካሊእ ሓገዝ ንሙኳን ምቹዉ ተክሊ እዩ።

እዚ ንሪኦ ዘለና ምስሊ ኣብ ትግራይ ካብ ዝፍለጡ ዉርያት ድምፃዉያን ሓደ ዝነበረ እዩ። ስሙ ከዓ ዳዊት ነጋ ዝበሃል እንትከዉን ብፍሉያት ደርፍታቱ ከዓ ይፍልጥ።

እዚ ንሪኦ ዘለና ምስሊ አብ አክሱም ካብ ዝርከቡ ባህላዊ አዳራሽን ቤት ምግብን መስተን ሓደ ኮይኑ አንቲካ ዝበሃል እንትከውን ዝተፈላለዩ ውሽጢ ዓድን ወፃእን አጋይሽ ዝቅበል እዩ።

እዚ አንሪኦ ዘለና ምስሊ ኣብ ከባቢታት ኣክሱም ካብ እምኒ ዝተፈላለዩ ዓይነት ቅርፂ ዝስራሕ ውፅኢት ኢደ ጥብብ ኮይኑ እዚ ውፅኢት ኢደ ጥብብ ማዕተብ ከምኡ እውን ዝትፈላለዩ ዓይነታት መትሓዚ ቁልፊ ይርከብዎ።

እዚ እንሪኦ ዘለና ቦታ ማእከል ዕዳጋ እንትከውን እዚ ማእከል ዕዳጋ ዝተፈላለዩ ዓይነታት ኣቁሑ ገዛ ከምኡውን ንምግብነት ወይ ንመስተ ዝውዕል ዓይነታት ጥራምረ ዝሽየጠሉ ቦታ እዩ፡፡

እዚ እንሪኦ ዘለና ምስሊ ምስሊ ከባቢታት ገጠር ትግራይ ኮይኑ እዚ ከባቢ ገዛ ከምኡ እውን ኣብቲ ከባቢ እቲ ገዛ ዝርከብ ዓውዲ፣ ሓሰር ከምኡ እውን ዝተፈላለዩ እፅዋት ሒዙ ይርከብ፡፡

እዚ እንሪኦ ዘለና ስራሕ ወይ ከዓ ንግዲ እንትኸውን እዚ ንግዲ ማይ ካብ ቦታ ናብ ቦታ ብፈረስ ብመጓዕዓዝ ነቲ ማይ ብምሻጥ ዝርከበሉ ስራሕ እዩ።

እቲ እንሪኦ ዘለና ምስሊ አብ ትግራይ ቀብሪ ዝፍፀመሉ ስርዓት እንትኸውን እዚ ስርዓት ሰብ ተአኪቡ ነቲ ሬሳ ካብ ገዛ ናብ ቤተ ክርሰትያን ብምውሳድ ቀብሪ ዝፍፀመሉ አገባብ እዩ።

እዚ ምስሊ እዚ መኪና እንትኸው ናይ ግልጋሎት ዝውዕል ቦጥ ተባሂሉ ይፅዋዕ።

ቤተ ምግብን መስተን እንትኸውን ተገልገልቲ ገንዘብ ከፊሎም ይጥቀሙ።

እዚ ንሪኦ ዘለና ምስሊ ንስራሕ ወይ ከዓ ንንግዲ ዝተከፍተ ሱቅ እንትከዉን እዚ ሱቅ ከዓ ዝተፈላለዩ ዓይነታት ናዉቲ ቤተክርስትያን ዝሽየጠሉ እዩ ከምኒ ፅላል ጥዋፍ ከምኡ እዉን ካልኦት።

እዚ ምስሊ ካብቶም እንስሳ ዘገዳም ሓደ ኮይኑ ገዚፍ እንትኸውን ሽሙ ከዓ ሓርማዝ ይበሃል።

እዚ እንሪኦ ዘለና ምስሊ ካብቶም መፍራሕቲ ዝባሃሉ እንስሳ ዘገዳም ሓደ ኮይኑ ስሙ ክዓ ዝብኢ ዝብሃል እዩ፡፡ ዝብኢ ሓንቲ ኢዱ ሕፅር ዝበለት ሕንክስ እናበለ ዝከይድ እንስሳ ዘገዳም እዩ፡፡

እዚ ንሪኦ ዘለና ምስሊ ዝተፈላለዩ ዓይነታት እንስሳን እፅዋትን ዝሓዘ እንትከውን እዞም እፅዋትን እንስሳትን ክዓ ብዓይነቶም ኮነ ብመጠኖም ዝተፈላለዩ እዩ።

ካብ ፕላስቲክ ዝተሰረሐ ወይ ድማ ጓማ በርሚል ማይ መትሐዚ ወይ ስዋ መፅመቒ ይጠቅም።

እዚ እንሪኦ ዘለና ቦታ ኣብ ኣክሱም ዝርከብ ማእከል ዕዳጋ እንትከውን እዚ ቦታ እዚ ዝተፈላለዩ ዓይነት ዝራእቲ ዝሽየጠሉ ዕዳጋ እዩ፡፡ ከም እኒ ጣፍ ከምኡ እውን ዓተር።

እንርኦ ዘለና ምስሊ ኣብ ትግራይ ኣብ ኣሸንዳ ዝግበር ዓይነት መጋየፂ አንትከዉን ካብዞም መጋየፂ ታት ድማ መስቀል ኣብ ክሳደን ግንባረንን ዝእሰር ዑንቂ ከምኡ'ውን ፍልይ ዝበለ ዓይነት ኣቋንና ይረአ።

እዚ እንሪኦ ዘለና ምስሊ ዝተፈላለዩ ዓይነታት ጫማ ወይ ከዓ ሸበጥ ዝሓዘ እንትከውን እዞም ሸበጣት ብቁፅሮም ብመጠኖም ብሕብሮም ዝተፈላለዩ እዮም፡፡

እዚ እንሪኦ ዘለና ምስሊ ካብቶም ኣብ ትግራይ ኣለው ካብ ዝብሃሉ ወይ ክዓ ልሙዳት ኣትክልቲ ሓደ እንትኸውን ስሙ ክዓ ምሸላ ባሕሪ ወይ ክዓ ሸዊት እናተብሃለ ዝፍለጥ ዓይነት ተኽሊ እዩ።

ንሪኦ ዘለና ምስሊ ኣብ ትግራይ ኣለዉ ካብ ዝበሃሉ ባህላዊ አካዳድናታት ሓደ እንትኸዉን እዚ ድማ መብዛሕቲኡ ግዜ ኣብ ከባብታት ራያ ዝኽደን ዓይነት ክዳን እዩ፡፡ እዚ ኽዳን መብዛሕቲኡ ግዜ ክብረ በዓላት እንትኸዉን እንከሎ መድመቒ ዝጥቀም፡፡

እዚ ንሪኦ ዘለና ምስሊ ኣብ ትግራይ ኣለዉ ካብ ዝበሃሉ ዓመታዊ ክብረ በዓላት ዝፍጸም እንትኸዉን አዚ በዓል ክዓ ጥምቀት ዝበሃል እዩ። ጥምቀት ከዓ 11 ጥሪ ይኽበር።

እዚ ንሪኦ ዘለና ምስሊ ኣብ ገዛ ዝርከቡ ውፅኢት ኢደጥበብ ዕንፀይቲ ዝኮኑ ሶፋ ከምኡውን ጠረጼዛ ዝሓዘ ገዛ እንትከውን ፍሉይ መልክዕ ከዓ ኣለዎ።

ንሪኦ ዘለና ምስሊ ዓረብያ እንትበሃል እዛ ዓረብያ ዝተፈላለዪ አቁሑት ካብ ቦታ ናብ ቦታ ብቀሊሉ ብምድፍእ ንምጉዕዓዝ ዝጠቅም ዓይነት መሳርሒ እዪ ።

እዚ ንሪኦ ዘለና ምስሊ ብኢደ-ጥበብ ካብ ዝተፈላለዩ ዓይነታት ሓፂን መፂን ዝስራሕ ኮይኑ ኣገልግሎቱ ካዓ ንቤተ-ክርስትያን ኣብ ላዕሊ ዝስቀል ምልክት እዩ፡፡

እዚ እንሪኦ ዘለና ምስሊ ናይ መቐለ 70 እንደርታ ደገፍቲ እንትኸውን እዞም ደገፍቲ ን መቐለ 70 እንደርታ ጋንትኦም ዝተፈላለዩ ደርፍታት እናተጠቐሙ ይድግፉ ከም ዘለዉ ይሕብር::

እዚ ንሪኦ ዘለና ምስሊ ንምግብነት ካብዝውዕሉ ዝተፈላለዩ ዓይነት ተኽሊ ክምኡ ውን ውፅኢት እንስሳን ዝሓዘ እዩ። ካብአቶም ድማ እንቑላሊሕ፣ ቀይሕ ሱር፣ ድንሽ ከምኡውን ፃዕዳ ሽጉርቲ ዝሓዘ እዩ።

እዚ ንሪኦ ዘለና ምስሊ አብ ከባቢ ገጠራት ትግራይ መንበሪ ገዛ ኮይኑ, እዚ መንበሪ ገዛ ብእምኒ ብጭቃ ከምኡ እውን ብኦም ዝስራሕ ዓይነት መንበሪ ገዛ እዩ፡፡

እዚ እንሪኦ ዘለና ምስሊ ኣብ እንዳፀጉሪ ቤት ዝውዕል መሳሪሒ ኮይኑ እዚ መሳርሒ ንደቂ ኣንስትዮ ፀጉረን ንምትኳስ ዘገልግል ዓይነት መሳርሒ እዩ፡፡

ንሪኦ ዘለና ምስሊ ካብቶም ኣብ ትግራይ ዝርከቡ ጋንታታት ኩዕሶ እግሪ ሓደ እንትከዉን ንሱ ከዓ ጋንታ ኩዕሶ እግሪ ሰብዓ እንደርታ ወይ ከዓ ምዓም ኣንበሳ ዝበሃል ባንዴራ እዩ ።

እዚ እንሪኦ ዘለና ምስሊ አብ ትግራይ ካብ ዝፈለጡ ዓይነታት ባህላዊ አከዳደና ሓደ ኾይኑ መብዛሐትኡ ግዜ አብ ከባብታት ራያ ዝግበር እዩ፡፡ ፍሉይ ዝገብሮ ድማ አብ ማዕጦቖኡ ፉሉይ መእሰሪ አሎዎ፡፡

እዚ እንሪኦ ዘለና ምስሊ ምልክት ኣብ ትግራይ ኣለው ኣብ ዝበሃሉ ማሕበራዊ ትካላት ሓደ ናይ ዝኮነ ኢትዮ ቴሌኮም እንትከውን፣ ኢትዮ ቴሌኮም ዝተፈላለዩ ግሉጋሎታት ንህዝቢ እናሃበ እናቕረበን ዝርከብ ትካል እዩ::

እዚ ንሪኦ ዘለና ምስሊ ካብቶም ኣብ ትግራይ ዘለው መሰልጠኒ መሽከርከርቲ ዘብራ ሓደ እንትከውን ዝተፈላለዩ ዓይነታት ተሽከርከርቲ ዘለማምድ ዓይነት መሰልጠኒ እዩ።

እዚ እንሪኦ ዘለና ምስሊ ካብቶም ኣብ ትግራይ ፍሉጣት ዝባሃሉ መሳርሑ ሙዚቃ ሓደ እንትከውን፣ ስሙ ከዓ ጭራ ወይ ከዓ ጭራዋጣ ዝባሃል እዩ፣ እዚ ጭራዋጣ ፍሉይ ቃና ዘለዎን ንሙዚቃ ዘድምቅን መሳርሒ እዩ፡፡

እዚ ምስሊ ሕርሻ ቦታ ኾይኑ ምዕፃድ ወይ ምእራም ጣፍ ዝሰርሑ ሓረስቶት የርኢ።

እዚ እንሪኦ ዘለና ምስሊ ነባር ተጋደልትን ከምኡ እውን ኣገልገልቲ ምክልኻል ሃገር አኢትዮጵያ ዝነበሩ ጀነራላት ሳዓረን ገዛኢ ኣባራን ድሕሪ ቅትለት ኣብ ቀብሮም ዝነበረ ምስሊ እዩ፡፡

እዚ ንርኦ ዘለና ምስሊ ካብቶም ውፂኢት እንስሳ ዘቤት ሓደ ዝኾነ ካብ ደርሆ ዝርከብ እንትከውን ስሙ ካኣ እንቁላሊሕ ዝባሃል እዩ። እዚ እንቁላሊሕ መብዛሕቲኡ ግዜ ህፃናት ሰውነቶም ንምህናፅ ዝጠቅም እዩ።

እዚ እንሪኦ ዘለና ምስሊ ኣብ ትግራይ ካብ ዝርከቡ መራከብቲ ሓፋሻት ሓደ ኮይኑ ንሱ ድማ ትግራይ ቲቪ ዝባሃል እዩ፡፡ ትግራይ ቲቪ ዝተፈላለዩ ዜናታት ከምኡ እውን ዝተፈላለዩ መደባት ዘዳልው እንትከውን እዚ ከዓ ናይ ስፖርት ዜና ሰዓት እዩ፡፡

እንሪኦ ዘለና ምስሊ መሳርሒ ህንፃ ኮይኑ ፅርበት እምኒ ዝመስል እንትኸውን ስሙ ከዓ ምንፃፍ ዝብሃል እዩ። እዚ ምንፃፍ አብ ዝተፈላለዩ ገዛታት ከምኡ እውን አብ ፅርግያ ዝነፅፍ እዩ።

እዚ ንሪኦ ዘለና ምስሊ ከባቢ መቀለ እንትኸውን ፍሉይ ከባቢ ድማ ጮምዓ ዝብሃል እዩ። እዚ ጮምዓ መስቀል ዝኽበረሉ ፍሉይ ትውስታ ዘለዎን ቦታ እዩ።

እዚ እንሪኦ ዘለና ምስሊ ካብቶም ዓይነታት ተክሊ ሓደ እንትኸውን ስሙ ከዓ ትርናካ ዝባሃል እዩ። እዚ ትርናካ ወልወል ስለ ዝኸውን መብዛሕትኡ ግዜ ክደርቅ ከሎ ንመስቀል መዐኮኺ ንጥቀመሉ።

እዚ ንሪኦ ዘለና ምስሊ ኣብ ገዛ ካብ ዘገልግሎ ኣቑሑት ሓደ ዝኮነ ካራ እንትኸዉን እዚ ኻራ መብዛሕቲኡ ግዜ ምግቢ ንምስራሕ ወይ ክዓ ዝኾነ ይኹን ነገር ንምቑራፅ እንጥቀመሉ በሊሕ ነገር እዩ፡፡

እዚ እንሪኦ ዘለና ምስሊ ዓይነት ጫማ እንትኮን እዚ ዓይነት ጫማ ድማ መብዛሕትኡ ግዜ ናይ ምክልካል ሰራዊት ዝገብርዎ ዓይነት ጫማ እንትከውን ብስሪሒቱ ድማ ጠንካራን ልዕል ዝበለን እዩ ::

ንርኦ ዘለና ምስሊ ካብቶም መሳሪሒ ፅሕፈት ወይከዓ ደብተር ሓደ እንትከውን ስሙ ከዓ መስታወሻ ዝባሃል እዩ። እዚ መስታወሻ ሓደሽቲ ነገራት ወይ ከዓ ኣብ ኣኼባ ሓደሓደ ነገር ንምትሓዝ እንጥቀመሉ።

እዚ እንሪኦ ዘለና ምስሊ ኣብ ገዛ ካብ ዘገልግሉና ዓይነት ኣቅሓ ኮይኑ ስሙ ከዓ መውቀጢ ይባሃል፡፡ እዚ ምውቀጢ ከዓ ዝተፈላለዩ ንምግብነት ዝውዕል ነገራት ንምውቃጥ ወይ ከዓ ንምድካም ይሕግዘና፡፡

እዚ ንሪኦ ዘለና ምስሊ ኣብ ከባብታት ገጠር ዝዝዉተር ዓይነት ምግቢ ኮይኑ ሽሙ ከዓ ጭብጦ ይበሃል እዚ ጭብጦ ካብ ኒሁግ ከምኡ እዉን ካብ ጣፍ ወይከዓ ካልኦት ዓይነታት ሕሩጭ ዝስራሕ እንትኮን መብዛሕቲኡ ግዘ ኣብ ዓዉዲ ዝዝዉተር እዩ።

ኣብ ኣኽሱም መካነ ኣእምሮ ናይ ኮምፒተር ትምህርቲ የመላኽት።

እዚ እንርኦ ዘለና ምስሊ ጨርቂ እንትከውን ስሙ ከዓ መጋረጃ ዝባሃል እዩ፡፡ እዚ መጋረጃ ገዛና ካብ ፀሓይ ካብ አወራ ወይ ካዓ ካብ ካለኦት ዘይ አድለይቲ ነገራት ንምክዋል ዝጥቅመና እዩ፡፡

እዚ ንሪኦ ዘለና ምስሊ ካብቶም ዓይነታት እንስሳት ዘብየት ሓደ ዝኮነ አድጊ እንትከውን አድጊ ዝተፈላለዩ አቁሑት ካብ ቦታ ናብ ቦታ ንምጉዕዓዝ ዝጠቅመና እንስሳ ዘቤት እዩ።

እዚ ንሪኦ ዘለና ምስሊ ንንግዲ ወይከኣ ንስራሕ ተባሂሎም ካብ ዝተከፈቱ ሱቋት ዝሓዘ እንትከዉን ካብ ኣቶም ሓደ ድማ እንዳ ሊስትሮ ዝሓዘ እዩ። እዚ እንዳሊስትሮ ዝተፈላለዩ ዓይነት ጫማ ካልሲ ዝሓዘ እዩ።

እዚ እንሪኦ ዘለና ምስሊ ካብ ዓይነታት ምግቢ ሓደ ኮይኑ እንጀራ ምስተፈላለዩ ዓይነታት ፀብሒ ይርከብዎ፡፡ ከብቶም ዓይነታት ፀብሒ ድማ ሕልበት፣ ቆስጣ፣ ቀይሕ ስር ከምኡ እውን ጥቅልል ጎመን ይርከብዎ፡፡

እዚ ንሪኦ ዘለና ምስሊ ኣብ ትግራይ ካብ ዝዝውተሩ ዓይነታት ኣሰራርሕ ፅጉሪ ሓደ እንትከዉን ስሙ ከዓ ኣልባሶ ዝኮነ ጋመ ተሓወሶ ይበሃል።

እዚ እንሪኦ ዘለና ምስሊ ካብቶም ን ትግራይ ዘገልግሉ እሞ ክዓ ኣብ ውጪ ዝርከቡ ማዕከናት ዜና ሓደ ዝኮነ ዛራ ሚድያ እንትከውን ወናኒ እዚ ሚድያ ክዓ ስታሊን ገ/ ስላሴ ይበሃል።

ክቡር ደ/ር ኪሮስ ኣለማዮ ካብቶም ፉሉጣት ተዘከርቲ ስነጥበበኛ ኔሩ።

እዚ ንሪኦ ዘለና ምስሊ ዝተፈላለየ ዓይነታት ጫማ ዝሓዘ እንትኸውን ካብዞም ዓይነታት ጫማ ድማ ሸበጥ ሽራኽ ከምኡ ውን ዝተፈላለዩ ብመልከዐሙን ብሕብሮምን ከምኡ ውን ዝተሰርሑሉን ዓይነት ዝተፈላለዩ ጫማታት ይርከቡ።

እዚ እንሪኦ ዘለና ምስሊ ኣብ ከተማ ኣክሱም ዝርከብ ኮይኑ ካብ ዳዕሮ ፕያሳ ናብ እንዳማርያም ዘውስድ መንገዲ ዝርከብ እንትከውን እዚ መንደቅ ድማ ብጥንታዊ መልክዕ ስሚንቶ ከምኡውን ብእምኒ ዝተሰርሐ እዩ፡፡

ዘለና ምስሊ መሰረታዊ ግልጋሎት ኮይኑ ካብቶም ኣብ ትግራይ ዝርከቡ ፋብሪካ ዓለባ ሓደ ዝኾነ ኣልመዳ ዝበሃል እዩ እዚ ኣልመዳ ኣብ ዓድዋ ምእታዉ ዝርከብ እዩ።

እዚ ንሪኦ ዘለና ምስሊ ኣብ ትግራይ ካብ ዘለዉ ኣርባዕተ ዩኒቨርስቲታት ሓደ ኮይኑ ሽሙ ከዓ መቐለ ዩኒቨርስቲ ዝበሃል እዩ። እዚ ምልክት ከዓ ናይቲ ዩኒቨርስቲ እዩ::

እዚ ንሪኦ ዘለና ምስሊ ዉፅኢት ኢደ ጥበብ ስራሕቲ ዕንፀይቲ እንትከዉን እዚ ስራሕቲ ዕንፀይቲ ከዓ ጋድም ወምበር ዝበሃል እዩ ። እዚ ጋድም ወምበር መብዛሕቲኡ ኣብ እንዳ ሻሂ ወይ ከዓ ግልጋሎት ዝወሃበሎም ማሕበራዊ ትካላት ዝርከብ ወምበር እዩ።

እዚ እንሪኦ ዘለና ምስሊ ካብቶም ኣብ ትግራይ ኣለው ካብ ዝበሃሉ ናይ ኩዕሶ እግሪ ጋንታታት ሓደ ዝኾነ መቀለ 70 እንደረታ እንከዉን ኣብ አትዮጽያ ድማ ፀብለልታ ዘለዎ ጋንታ እዩ ።

እንርእዮ ዘለና ምስሊ ውጽኢት ኢደ ጥበብ ዕንጸይቲ ዝኾነ ዓራት እንትኸውን እዚ ዓራት መብዛሕትኡ ግዜ ንመደቀሲ ንጥቀመሉ ዓይነት ኣቕሓ ገዛ እዩ።

እዚ ንሪኦ ዘለና ምስሊ ካብቶም ንምግብነት ዝውዕሉ ኣሕምልትን ፍራምረን ሓደ ዝኾነ ጎመን እንትኸውን እዚ ጎመን መጀመርያ ይዝርጋሕ ደሓር ካዓ እናተጠቕለለ ዝኸይድ ዓይነት ኣትክልቲ እዩ ።

እዙይ እንሪእዮ ዘለና ምሰሊ ኣብ ትግራይ መርዓ ዝካየደሉ ኣግባብ እንትከውን ካብ ሓደ ቦታ ናብ ሓደ ቦታ ብምንቅስቃስ መርዓት መርዓውን ቅዲሚት ብምካን ዝተረፉ ኣዕርክቲን ከምኡውን ዘመድ ድማ ብድሕሪት ይዕጅቡ።

እዚ ንሪኦ ዘለና ምስሊ እዚ ግዜ ዘፍረዮም አቑሑት ገዛ ሓደ እንትኸውን ስሙ ድማ መዝሓሊ ዝበሃል እዩ። እዚ መዝሓሊ ዝተፈላለዬ ፍራምረን ኣሕምልትን ንኸይበላሸዉ ዝሕግዝ መሳርሒ እዩ።

ኣብ ማርያም ፅዮን በዓላት ህዝቢ እንትስዕም ንኣብነት ከም ጥምቀት

እዚ ንሪኦ ዘለና ምስሊ ዉፅኢት ኢደ ጥበብ ዝሽወጠሉ ቦታ እንትኸዉን ከብዞም ዉፅኢት ኢደ ጥበብ ካብ እምኒ ዝተቀረፁ ዝተፈላለዩ ዉፅኢት ኢደ ጥበብ ይርከብዎ።

እዚ እንሪኦ ዘለና ምስሊ ህንፃ ባህልን ቱሪዚምን ኣክሱም እንትከውን እዚ ቢሮ ካብ ዝተፈላለዩ ቦታታት ንዝመፁ ኣጋይሽ ናብ ዝተፈላለዩ ታሪካዊ ቦታታት ትግራይ ብምውሳድ ዘዝናኒ ቢሮ እዩ፡፡

ብሉፃትን ንፉዓትን ተመሃሮ ዝመሃርሉ ኣብ ትግራይ ዘለው ትካላት ትምህርቲ ሓደ ኮይኑ መቐለ ኢንስትዩትት ተክኖሎጂ ይበሃለሰ።

እዚ እንሪኦ ዘለና ምስሊ ካብ ዓይነታት ኣትክልቲ ሓደ ኮይኑ ስሙ ከዓ ጉልዒ ዝባሃል እዩ፡፡ እዚ ጉልዒ ፍሪኡ ንኣገልግሎት መፋወዚ መጎጎ ዝውዕል ዓይነት ተክሊ እዩ፡፡

እዚ ንሪኦ ዘለና ኣብዚ ምስሊ ምስሊ ሰራዊት ትግራይ እንትከው እዚ ደንቢ ድማ መግለፂ ሰራዊት ትግራይ እዩ፣ ኣካዳድና ሽርጥ ከምኡ ውን ኣታሓሕዛ ዕጥቂ ፉሉይ ይገብሮ፡፡